እዚ ኣብ ስክሪን ዝረአየኒ ዘሎ ምስሊ ምስሊ ናይ ብዙሓት መኪናታት እዩ እዘን ዓይነታት መኪና እዚአን ድማ ትራክተር ይብሃላ እዘን ትራክተር ድማ ንማሕረስን ንካልኦት መፅዐኛ እንጥቀመለን ኢና።

ኣብዚ ስክሪን ዝረአየኒ ዘሎ ምስሊ ምስሊ ናይ እንስሳ እዩ። አዞም እንስሳት ድማ እንስሳ ዘገዳም እዮም። እዞም እንስሳ ዘገዳም ኣብ በረኻ ዝነብሩ ኣዛብእ እዮም።

አዚ ኣብ አስክሪን ዝረኣየኒ ዘሎ ምስሊ ናይ ምግብን መስተን ዝስረሐሉ ናይ ስራሕ ቦታ እዩ ኣብ ዉሽጡ ድማ ቡዙሓት ወናብርን ጠረጴዛን ኣለዉዎ ኣብ ዉሽጡ ድማ ሓደ ኣስተኣናጋዲ ይረኣየኒ ኣሎ

ኣብ እስክሪን ዝሪአየና ዘሎ ምስሊ ምስሊ ናይ ጎማ መኪና ተሽከርከርቲ እዬ። እዚ አብ ጥቃ ጎማ መሽከርከሪ ዘሎ ድማ መኪና ንምፅጋን ዘገልግል ናይ ስራሕ ቦታ እዩ።

እዚ ኣብ ስክሪን ዝርአየኒ ዘሎ ምስሊ ምስሊ ሓደ ሰብኣይ ኾይኑ ባህላዊ ጭራጣ እናተፃወተ ዘርእያና እዬ። እዚ ባህላዊ ጭራጨወታ ኣብ ትግራይና ሉሙድ ባህላዊ ጨወታ እዩ።

እዚ ስክሪን ዝርአ ዘሎ ምስሊ ናይ ሜስ እንትኸውን እዚ ድማ መብዛሕትኡ ኣብ ኸባቢ ዓድግራት ዝርአ ምስሊ እዩ። ሜስ ካብ ኣብ ትግራይና ዝስተዮ መስታታት ሓደ እዩ

ኣብዚ እስክሪን ዝረአየኒ ዘሎ ምስሊ ኣብ ውሽጢ ኣዳራሽ ብዙሓት ተኣኪቦም ይርከቡ፣ ካብዞም ዝተኣከቡ ድማ ሓደ ዶክተር ዳብረፅዮን ገብረሚካኤል ሓደ እዩ፡፡

እዚ ኣብ እስክሪኒ ዝረአየኒ ዘሎ ምስሊ ምስሊናይ ሓደ ተባዕታይ ምስ ሓንቲ ጓል ኣንስተይቲ ዘርኢ ዘሎ ምስሊ እዩ። እዚኦም ድማ ንናይ መርዓ ዝተዳለወ ክዳን ዝተከደኑ እዮም::

እዚ አብ እስክሪን ዝረእየኒ ዘሎ ምስሊ ምስሊ ናይ ቡዛሓት ህፃውንቲ ቆልዑ ዘርኢ ዘሎ ምስሊ እዩ፡፡ እዞም ተመሃሮ እዚኣም ድማ አብ ክላስ አለው ወይ ድማ አብ መዋእለ ህፃናት እናተባህለ ድማ ይፍለጥ፡፡

እዚ ኣብ ስክሪን ዝርአየኒ ዘሎ ምስሊ ምስሊ ናይ ቤተ ክርስትያን እዩ እዚ ቤተ ክርስትያን ድማ ቤተክርስትያን ናይ እንዳ ማርያምጽዮን ኣክሱም እዩ።

እስኪሬን ዝራኣየኒ ዘሎ ምስሊ ምስሊ ናይ ሓደ መንእሰይ እንትኸዉን እዚ መንእሰይ ድማ ኣኽባሪ ሕጊ ወይ ድማ ፍሉይ ሓይሊ እንዳተባህለ ዝፅዋዕ እዩ።

እዚ ኣብ ሰክሪን ዝረአ ዘሎ ምስሊ ናይ ብዙሓት ጫማታት እዩ እዞም ጫማታት ድማ አብ ዕዳጋ ንመሸጣ ተዘርጊሖም ይርከቡ።

እዚ ዝረኣየኒ ዘሎ ምስሊ ኣብ ትግራይ ካብ ዝስርሑ ብዙሓት ናይ ስነ ጥበብ ስራሕቲ ሓደ ኮይኑ ንሱ ድማ ዕትሮ ይበሃል እዚ ድማ ንብዙሕ ዘገልግል እዩ።

እዛ ኣብ እስክሪን ትራኣየኒ ዘላ ሰበይቲ ኣብ እዝና መጋየፂ ጌራ ትርኣየኒ ኣላ መጋየፂ ድማ ኣብ ክሳድ፣ ኣብ እዝኒ ክግበር ይከኣል እዩ።

እዚ ኣብ እስክሪን ዝረአየኒ ዘሎ ምስሊ ፡ ምስሊ ናይ መፋለጢ ዘርኢ ዘሎ ምስሊ እዩ፡፡ እዚ መፋለጢ እዚ ድማ ናይ ጆን ፈርኒቸር ዝባሃል እዩ፡፡ እዚ ድማ ናይ ስራሕቲ ጣውላን ፍርናሽን ዘገልግል እዩ፡፡

እዚ ኣብ እስክሪን ዝረአ ዘሎ ምስሊ ኣብ ውሽጢ ሓደ ዳስ ብዙሓት ሰባት ተኣኪቦም ንሶም ድማ ስድራቤትን ቤተሰብን እዮሞ፡፡

አብ እስክሪን ዝሪኦ ዘለኩ ምስሊ ናይ መሸጢ ሞባይልን ካልኦት ናይ ፅገና ሞባይልን ዘርኢ ስእሊ እዩ፡፡ እዚ ድማ አብ ከባቢ ከተማ አክሱም ዝርከብ እዩ፡፡

እዚ ኣብ እስክሪን ዝረአየኒ ዘሎ ምስሊ ምስሊ ናይ ተከተልቲ ሃይማኖት እስልምና ኮይኑ እዘን ተከተልቲ ሃይማኖት እስልምና ድማ ሰለማዊ ሰልፊ ወፂእን ይርከባ፡፡ እዚ ሰላማዊ ሰልፊ ድማ ሰብኣዊ መሰልን ንክሕለወለንን ንክክበረለንን እየን፡፡

ኣብዚ ስክሪን ዝረኣየኒ ዘሎ ምስሊ ምስሊ ናይ ኣቑሑ መሸጢ ወይ ድማ ናይ ሓፂነ መፂን ኮይኑ ኣብ ውሽጢ እዚ ናይ ሓፂነ መፂን መሸጢ ብዙሓት ጣውላን ብዙሓት መጋፍያን ይርከቡዎም።

እዚ እስክሪን ዝርኣየኒ ዘሎ ምስሊ ምስሊ ናይ ጫማ እዩ። እዚ ጫማ እዚ ቆልዑ ኣአትዮምዎ ይርከቡ ። እዚ ጫማ ድማ ብዙሕ ዓይነት ሕብሪ ኣለዎ።

ኣዚ ኣብ እስከሪን ዝረኣየኒ ዘሎ ምስሊ ምስሊ ናይ መስቀል እዩ። ምስሊ እዚ መስቀል ኣብ ቤተ-ክርስትያን ካሃናት ዝጥቀምሉ ናይ ካብ ሓፂን ዝተሰረሐ መስቀል እዩ፡፡

እዚ ኣብ እስክሪን ዝረኦ ዘለኩ ምስሊ ምስሊ ናይ መኪና ዘመላክት ምስሊ እዩ፣ እዛ መኪና እዚኣ ድማ ደውዘር ትበሃል ወይ ድማ ንምንፅራግ መንገዲ ተገልግል መኪና እያ ፡፡

እዚ ኣብ እስክሪን ዝረኣየኒ ዘሎ ምስሊ ምስሊ ናይ ሓደ ሰብኣይ ዘመላክት እዩ። እዚ ሰብኣይ ድማ ተከታሊ ሃይማኖት ክርስትና እዩ። ኣብ ቤተ ክርስትያን ጠጠው ኢሉ ድማ ይፅሊ ኣሎ።

እዚ ኣብ እስክሪን ዝረኣየኒ ዘሎ ምስሊ ናይ ሓደ እንስሳ ዘገዳም ምስሊ ኮይኑ እዚ ድማ ኣንበሳ ይባሃል። ኣንበሳ ድማ ብምህዳን እንስሳታት ይምገብ።

እዚ ኣብ እስክሪን ዝረአየኒ ዘሎ ምስሊ ናይ ደቂ ኣንስትዮ ሸበጥ ከምኡውን ናይ ደቂ ተባዕትዮ ጫማ ይረአየኒ ኣሎ፡፡

እዚ ኣብ ስክሪን ዝረአየኒ ዘሎ ምስሊ ናይ መፋለጢ ናይ ኣሸንዳ ባዓል ኣብ ናይ ኣክሱም ሆቴል ዝርከብ ውድድርን ፅባቐን ኣሸንዳ ዘመላኽት እዩ።

እዚ ምስሊ ናይ ደቂ ኣንስትዮ ኣብ ቤተክርስትያን ጥዋፍ ኣብሪሀን ፀሎት የብፅሓ ኣለዋ።

ኣብዚ ስክሪን ዝርአየኒ ዘሎ ምስሊ ምስሊ ናይ ኣኽባሪ ሕጊ ወይ ድማ ትራፊክ እናተባህለ ዝፅዋዕ እዩ፡፡ እዚ ትራፊክ ድማ መንገዲ መጓዓዝያ ወይ ድማ መኻይን ሕልፊ ከይፅዕና ዝከታተል እዩ፡፡

ኣብዚ እስክሪን ዝረአየኒ ዘሎ ምስሊ ምስሊ ናይ ራእሲ ኣሉላ ኣባነጋ ስእሊ እዩ፡፡ ራእሲ ኣሉላ ኣባነጋ ካብቶም ጅግና ዝባሃሉ ናይ ተጋደልቲ ሓደ እዩ፡፡

እዚ ኣብ እስክሪን ዝረኣ ዘሎ ምስሊ ናይኣብዚ እንዳምግብን እንዳመስተንእዩ፣ ኣብዚ እንዳምግብን እንዳመስተን ብዛሓት ወናብርንኣለዎም ብዙሕ ጣውላን እውን ኣለዎም፡፡

እዚ ኣብ እስክሪን ዝረአየኒ ዘሎ ኣርማ እዩ፣ እዚ ኣርማ ካብቶም ብዙሓት ኣርማታት ኮይኑ እዚ ኣርማ ድማ ኣርማ ናይ ማሕበር ልምዓት ትግራይ እዩ፡፡

ኣብዚ እስክሪን ዝረአየኒ ዘሎ ምስሊ ምስሊ ናይ መኪና እዩ። እዛ መኪና እዚኣ ድማ ሰላም ባስ ትባሃል። እዛ መኪና እዚኣ ንነዊሕ ጉዕዞ እተገልግል መኪና እያ፡፡

እዚ ኣብ እስክሪን ዝረአየኒ ዘሎ ምስሊ ምስሊ ናይ ሸቀጣ ሸቀጥን ምሻጥን ምልውዋጥን ዕዳጋ ኣብ ከባቢ ዳዕሮ ከተማ ኣክሱም ዝርከብ ቦታ እዩ፡፡

እዚ ኣብ እስክሪን ዝርእየኒ ዘሎ ምስሊ ካብቶም ኣሕምልታት ካብ ዝበሃሉ ሓደ ኮይኑ እዚ ሓምሊ እዚ ድማ ቆስጣ ይበሃል ።እዚ ድማ ን ምግብነት ዘገልግል እዩ።

እዚ ኣብ እስክሪን ዝረአየኒ ዘሎ ምስሊ፡ ምስሊ ናይ ሓደ ሰብኣይ እዩ፡፡ እዚ ሰብኣይ ድማ ተኸታሊ ሃይማኖት እስልምና እዩ፡፡ እዚ ተኸታሊ ሃይማኖት እስልምና ድማ ሼኽ እናተባህለ ይፅዋዕ፡፡

እዚ ዝረአየኒ ዘሎ ምስሊ ኣብ ኣክሱም ከም ዝርከቡ ኣብያተ ክርስትያመናት ሓደ እንዳኣቡነ መንቃርዮስ ቤተክርስትያን እዩ፡፡ ኣብ ኣክሱም ቡዙሓት ኣብያተ ቤተክርስትያናት ድማ ኣለዉ፡፡

እዚ አብ እስክሪን ዝረአየኒ ዘሎ ምስሊ ምስሊ ናይ ነፋሒቶ እትበሃል እንስሳ እዩ። እዛ ነፋሒቶ ትበሃል እንስሳ ድማ ምስቲ እቲቅመጠሉ ቦታ እናተማሳሰለት እትነብር እንስሳ እያ።

እዚ ኣብ እስክሪን ዝረአየኒ ዘሎ ምስሊ ክልተ ሰባት እቲ ሓደ ወዲ እቲ ሓንቲ ጓል ኣነስተይቲ እቲ ተከዲነሞ ዘለዉ ክደን ድማ ንመርዓ ወይ ድማ ንናይ ምርቃት ዘገልግል እዩ፡፡

እዚ ኣብ እስክሪን ዝሪኦ ዘለኹ ምስሊ ናይ ተሽከርከርቲ መኪና ብዙሓት ተሽከርከርቲ እየን ዘለዋ፡፡ እዘን ተሽከርከርቲ እዚኤን ድማ ንምጉዕዓዝ ኣቑሑን ንብረትን ንነዊሕ ጉዕዞ ዘገልግላ እየን፡፡

እዚ ዝረአየና ዘሎ ምስሊ እንዳ ምግብን እንዳ መስተን ወይ ድማ እንዳ ቡናን እዩ፣ ኣብዚ ዝረአ ዘሎ ምስሊ ኣብ ደገ ወናብር ኣለው፡፡

ኣብዚ ስክሪን ዝረአየኒ ዘሎ ምስሊ ምስሊ ናይ ሸቐጣ ሸቐጥ ኮይኑ ኣብ ውሽጢ እዚ ሸቐጣ ሸቐጥ ድማ ብዙሓት ናይ ብስኩት ውፅኢት ዝኾኑ ይረኣዩ ኣለዉ፡፡

እዚ ዝረኣየኒ ዘሎ ምስሊ እንዳ ምግቢን እንዳመስተን ከምኡ ውን እንዳቡናን እዩ። ኣብዚ ምስሊ ውሽጢ ድማ ሰባት ኣለው።

እዚ ኣብ እስክሪን ዝረኣየኒ ዘሎ ምስሊ ምስሊ ናይ እንዳ ምግቢን መስተን እዩ፡፡ እዚ እንዳ ምግብን መስተን ድማ ኣብ ደገ ብሻምባቆ ዝተረበበ ኣለዎ፡፡

እዚ ኣብ እስክሪን ዝረአ ዘሎ ምስሊ ምስሊ ካብቶም ባህላዊ መሳርሕታት ሙዚቃ ዝባሃል ሓደ ኾይኑ እዚ ባህላዊ መሳርሒ ሙዚቃ ድማ ጭራ ይባሃል። እዚ ጭራ ድማ ሓደ ተፃዋታይ ሒዝዎ ኣሎ፡፡

እዚ ዝረአየኒ ዘሎ ምስሊ ኣትክልትን ኣሕምልትን እዩ፡፡ እዚ ኣትክልትን ኣሕምልትን ድማ ንቡዙሕ ምግብታት መስርሒ ይጠቅም፡፡

ኣብ እስክሪን ዝረአየኒ ዘሎ ምስሊ ምስሊ ናይ መኪና እንትከውን እዛ መኪና ድማ ኣይሱስ ትባሃል፡፡ እዛ ኣይሱስ እዚኣ ድማ ቡዙሕ ኣቅሑ ተፃዒና ትከይድ ኣላ፡፡

እዚ አብ እስኪሪን ዝረአየኒ ዘሎ ምስሊ ካብቶም አልኮላዊ መስተታትዝባሃሉ ሓደ ኮይኑ ካብዞም አልኮላዊ መስተ ድማ እዚ ጉደር ዝባህል ዓይነት መስተ ይረአየኒ አሎ፡፡

እዚ እስክሪን ምስሊ ናይ እንዳ ቡና እዪ። እዚ እንዳ ቡና ብዙሓት ተገልገልቲ ወይ ድማ ቡና ዝሰትዪ ቡና ትቀድሐሎም አላ።

እዚ ኣብ እስክሪን ዝረአየኒ ዘሎ ምስሊ ሓንቲ ሰበይቲ ምስ ሓንቲ ጓላን ሓደ ወዳን ናብ ስራሕ እትወፍር ዘላ ዘርእየኒ ዘሎ ምስሊ እዩ፡፡

እዚ ኣብ ስክሪን ዝርአየኒ ዘሎ ምስሊ ኣብ ከተማ ኣኽሱም ዝርከብ ኮይኑ ኣብዚ ቦታ እዚ ድማ ብዙሕ ናይ ስራሕ ቦታ ከምዘሎ ዘርኢ እዩ፡፡ ሓደ ካብቶም ብዙሓት ድማ ናይ ሞባይል ፅገና፣ ናይ መስተን ምግብን ዝርከብዎ እዩ፡፡

እዚ ዝረኣየኒ ዘሎ ምስሊ ናይ ገዛን ናይ በረኻን እንስሳ እዩ ።እዚ እንስሳ ድማ ሓሰማ ይበሃል።

እዚ ኣብ እስክሪን ዝረኣየኒ ዘሎ ምስሊ ካብቶም መስተታት ዝባሃሉ ሓደ ኮይኑ እዚ ድማ ሜስ ይባሃል። እዚ ሜስ እዚ ድማ ማዓር ብምሕዋስ ዝስራሕ መስተ እዩ።

ኣብዚ ስክሪን ዝረኣየኒ ዘሎ ምስሊ ምስሊ ናይ ሓደ እንሰሳ እዩ። እዚ እንስሳ ድማ እንስሳ እንስሳ ዘገዳም እዩ፤።እዚ እንስሳ ድማ ወዓግ ይበሃል። ወዓግ ድማ ኣብ ኦም ዝንጥልጠል እዩ።

ኣብዚ አስክሪን ዝረኣየኒ ዘሎ ምስሊ ምስሊ ናይ ሓደ ደራፋይ ኮይኑ እዚ ደራፋይ ወይድማ ሙዚቀኛ ድማ ኣብረሃም ገብረመድህን ይበሃል። እዚ ፍሉጥ ደራፋይ እዩ።

እዚ ኣብ እስክሪን ዝርኣየኒ ዘሎ ምስሊ ምስሊ ናይ ቤተክርስትያን እዩ፡፡ እዚ ቤተክርስትያን ድማ ኣብ ከባቢ ከተማ ኣክሱም ዝርከብ ኮይኑ እንዳ ኣቡነ መንቀሪዎስ ቤተክርስትያን እዩ፡፡

እዚ ኣብ እስክሪን ዝርኣየኒ ዘሎ ምስሊ ምስሊ ናይ ደቂ ተባዕትዮን ደቂ ኣንስትዮን ኣብ ዉትድርና ወይ ድማ ኣብ ሰራዊት ዘለዉ እዮም፡፡ እዞም ኣኽበርቲ ሕጊ ይበሃሉ ወይ ድማ ፍሉይ ሓይሊ።

እዚ ኣብ እስክሪን ዝረአየኒ ዘሎ ምስሊ ናይ ቅጫ ወይ ድማ መፅፋእቲ ኮይኑ እዚ መፅፋእቲ ዝብሃል ድማ ንናይ ስዋ መፅሞቂ ዘገልግል እዩ፡፡

እዚ ኣብ እስክሪን ዝረአየኒ ዘሎ ምስሊ ካብ ኦም ዝተፀረበ ኮይኑ መስቀል ዝመስል ከምኡ ድማ ክርስትያን ኣብ ክሳዶም ዝኣስርዎ እዩ፡፡

አዚ ኣብ እስክሪን ዝሪኦ ዘለኹ ምስሊ ናይ ደርሆን ናይ ሓደ ሰብኣይን ድማ ነዘን ደርሁ ተሸኪሙ ዝኸይድ ዘሎ እዩ፡፡ እዚ ሰብኣይ ድማ ነዘን ደርሁ ናብ ዕዳጋ ዘቅርበን ዘሎ ሰብኣይ እዩ፡፡

እዚ ኣብ እስክሪን ዝርአየኒ ዘሎ ምስሊ ምስሊ ናይ መፋለጢ እዩ፡፡ እዚ መፋለጢ ድማ ኣብ ከተማ ኣኽሱም ጣብያ ሓየሎም ዝርከብ ኮይኑ ናይ ባልትናን ኣትክልትን መሸጢ እዩ፡፡

እዙይ ኣብ ስክሪን ዝርኣየኒ ዘሎ ምስሊ ምስሊ ካብቶም ማሕበራዊ ግልጋሎት ዝባህሉ ሓደ ካይኑ እዝይ እስክሪ ድማ ቤት ትምህርቲ እዩ። እዙይ ቤት ምህርቲ ድማ ብዙሓት ተማሃሮ ዝማህርሉ ቤት ትምህርቲ አዩ ።

እዚ ኣብ እስክሪን ዝረኣየኒ ዘሎ ናይ እንስሳ ምስሊ እዩ:: እዚ ዓይነት እንስሳ ድማ ከልቢ ይበሃል:: እንስሳ ዘቤት እዩ:: እዚ ከልቢ ገዛ ሓልዊ እዩ ።

ኣብዚ እስክሪን ዝርኣየኒ ዘሎ ምስሊ ኣብ ዕዳጋ ቀሪቦም ዘለው ናይ ኣትክልቲ ውፅኢት ዝኾኑ ድንሽ፣ ሽጉርቲ ይርከብዎም።

እብዚ እስክሪን ዝረአየኒ ዘሎ ምስሊ ምስሊ አብ ዕዳጋ ቀሪቦም ዘለዉ ገይሶታት ዘመላክት እዩ። እዚ ዓይነት ተክሊ ገይሶ ድማ መብዛሕትኡ አብ ከባቢ ሓሓይለ ዝፈሪ እዩ።

እዚ ኣብ እስክሪን ዝርኣየኒ ዘሎ ምስሊ ምስሊ ናይ ሓደ መንእሰይ ኮይኑ እዚ መንእሰይ ድማ ኣኽባሪ ሕጊ መንእሰይ እዩ። እዚ ኣኽባሪ ሕጊ መንእሰይ ድማ ፍሉይ ሓይሊ እናተብሃለ ይፅዋዕ።

እዚ ኣብ ስክሪን ዝርኣየኒ ዘሎ ምስሊ ስእሊ ናይ እንስሳ ዘገዳም እንትከውን እዙይ እንስሳ ዘገዳም ድማ ዝብኢ ይብሃል። እዙይ ዝብኢ ዝብሃል እንስሳ ዘገዳም ድማ እንስሳት ብምህዳም ምግቢ ይምገብ።

ኣብዚ እስክሪን ዝረአየኒ ዘሎ ምስሊ፡ ምስሊ ካብቶም ናይ መፃወቲ ወይ ድማ መዘናግዒ ዝባሃሉ ሓደ ኾይኑ እዚ ዓይነት መዘናግዒ ድማ ጆቶኒ ብዝባሃል ይፍለጥ፡፡

እዚ ኣብ ስክሪን ዝርአ ዘሎ ምስሊ ምስሊ ናይ እንዳ ምግብን መስተን እዩ፡፡ እዚ ምስሊ እንዳ ምግብን መስተን ድማ ገዛ እንዳ ኣባዳማ ዝበሃል ቤት ምግብን መስተን እዩ፡፡

ኣብዚ ምስሊ ዝረአየኒ ዘሎ ምስሊ ምስሊ ናይ ተፃወቲ መናእሰይ እዩ። ካብ ፀወታት ካብ ዘለው ፀወታታት ድማ ፀወታ ኩዕሶ እግሪ ኮይኑ እዞም መናእሰይ ድማ ኩዕሶ እግሪ ይፃወቱ ኣለው፡፡

እዚ ዝርኣየኒ ዘሎ ምስሊ ናይ እንዳ ምግብን መስተን እዩ። እዚ እንዳ ምግብን መስተን ድማ ኣብ ደገ ብዕንፀይቲ ዝተሰርሐ ወንበር ኣብ ዉሽጢ ድማ ብዙሓት ወናብር ኣለዉዎ።

ኣብዝ እስክርን ዝርኣየኒ ዘሎ ምስሊ ምስሊ ናይ ተማህሮ እንይትኸውን እዞም ተማህሮ እዚኦም ድማ ኣብ ውሽጢ መምሀሪ ክፍሊ ኮይኖም ትምህርቶም ብዝግባእ እናተከታተሉ ይርከቡ።

ኣብ'ዚ እስክሪን ዝረአየኒ ዘሎ ምስሊ ምስሊ ናይ ኣዴታት ኮይኑ እዘን ኣዴታት ድማ ሓደ ዓይነት ክዳን ሰቲ ሒዘን ኣለዋ ።እዚ ዓይነት ክዳን ድማ ባህላዊ ክዳን እዩ ።

እዚ ኣብ ስክሪን ዝረኣየኒ ዘሎ ምስሊ በለስ እዩ። እዚ በለስ ኣብ ትግራይ ዝፈሪ ኮይኑ መብዛሕትኡ ድማ ኣብ ከባቢ ዓዲግራት ዝፈሪ ተክሊ እዩ።

ኣብዚ ስክሪን ዝሪእየኒ ዘሎ ምስሊ ምስ ሊናይ እንዳ ምግብን ናይ እንዳ መስተን እዩ ኣብዚ ውሽጢ ኣብዚ ደገ እንዳ ምግቢ ድማ ናይ ሚሪንዳ ናይ ብደሌ ዝበሃሉ ዓይነት መስተ ይርኣዩ ኣሎ።

እዚ ኣብ እስክሪን ዝረኣየኒ ዘሎ ምስሊ ናይ ሸቀጣ ሸቀጥ ከምኡ እዉን መስቀልን ማዕተብን ዝሽየጠሉ እዩ። ከምኡ እዉን መፍትሕን ቦርሳን ድማ ይርከብዎ።

እዚ ኣብ እስክሪን ዝረኣየኒ ዘሎ ምስሊ ምስሊ ናይ ኣርማ ወይድማ ምልክት ዝሕብር ኮይኑ እዚ ድማ ዋዕላ ማሕበረሰብ ትግራይ ዝብል ምልክት እዚ ኣርማ እዩ። እዚ ኣብ ውሽጡ ድማ ናይ ሓወልቲ ኣክሱም ምልክት ኣለዎ።

ኣብዚ እስክሪን ዝረአየኒ ዘሎ ምስሊ ምስሊ ካብቶም ኣልኮላዊ መስተታት ዝበሃሉ ሓደ ኮይኑ እዚ ኣልኮላዊ መስተ ድማ ኣረቂ እዩ፡፡ እዚ ዓይነት ኣረቂ ድማ ዳስታ ዝባሃል ዓይነት ኣረቂ እዩ፡፡

እዚ ኣብ እስክሪን ዝረአየኒ ዘሎ ምስሊ ኣብ ጥቃ እንዳ ቅድስት ማርያም ኣክሱም ዝርከብ ጥንታዊን ታሪካውን ቦታ እዩ፣ ነዚ ጥንታዊን ታሪካውን ቦታ ንምርኣይ ድማ ብዙሓት ዑደተኛታት ይመፁ እዮም፡፡

ኣብዚ እስክሪን ዝረኣየኒ ዘሎ ምስሊ ፃዕዳ በቕሊ እያ። እዛ በቕሊ ድማ ብዝተፈላለዩ ሕብሪ ዘለዎም ጨርቅታት ዝተመላኸዐት እያ። እዚ ድማ ባህልና ዝገልፅ እዩ።

እዚ ኣብ ስክሪን ዝረአ ዘሎ ምስሊ ምስሊ ናይ ቤት ትምህርቲ ወይድማ መምሀሪ ክፍሊ እንትከዉን ኣብዚ ዉሽጢ ድማ ቡዝሓት ተምሃሮን መምህርን ይርከብዎም፤ እዞም ተምሃሮ ድማ ይሳተፉ ኣለዉ።

እዚ ምስሊ ኣዴታት ሃይማኖት ክርስትና ተኸተልቲ ንቤተክርስትያ ንጥዋፍ ሒዘን ይኸዳ ኣለዋ።

እዚ ኣብ እስክሪን ዝረኣየኒ ዘሎ ምስሊ ምስሊ ናይ ደቂ ተባዕትዮ ናብ መዘናግዒ ቦታ ከይዶም ዝፃወትዎ ዘለዉ ፀወታ እዩ። እዚ ዓይነት ፀወታ ድማ ፑል ይበሃል።

እዚ ኣብ እስክሪን ዝረአየኒ ዘሎ ምስሊ ምስሊ ናይ መደምሰሲ ፅሑፍ እዩ፡፡ እዚ ናይ መደምሰሲ ድማ መብዛሕትኡ ጊዜ ኣብ ቤት ትምህርቲ እንጥቀመሉ እዩ፡፡

እዚ ኣብ እስክሪን ዝረአየኒ ዘሎ ሰብኣይ ናይ ኣክባሪ ሕጊ እዩ፣ እዚ ኣክባሪ ሕጊ ድማ ገበነኛታት ናብ ሕጊ ዘቅርብ እዩ፣ ሕጊ ድማ ነዞም ገበነኛታት ዘፃሪ እዩ፡፡

እዚ እስክሪን ዝርአየኒ ዘሎ ምስሊ ምስሊ ናይ ተመሃሮ እዩ፡፡ እዞም ተመሃሮ እዚኦም ድማ ናብ ቤት ትምህርቲ ይኣትዉ ኣለዉ፡፡ እዚ ኣብዚ ቤት ትምህርቲ ድማ ናይ ባንዲራ ኢትዮጵያ ምልክት ኣለዎ፡፡

እዚ ኣብ እስክሪን ዝረአ ዘሎ ምስሊ ካብቶም ልስሉሳት መስተ ዝበሃሉ ኮይኑ ኣብ እዚኦም ድማ ሚሪንዳ፣ ፔፕሲ ዝበሃሉ መስተታት ይርከብዎም፡፡

እዚ ኣብ ስክሪን ዝረአ ዘሎ ምስሊ ናይ መስተ ቡና እዩ። ቡና ድማ ኣብ ትግራይ ካብ ዝስተ መስተ ሓደ እዩ።

ኣብዚ ስክሪን ዝርኣየኒ ዘሎ ምስሊ ምስሊ ናይ መፅሓፍ እንትኸውን ኣብዚ ናይ መፅሓፍ ምስሊ ድማ ናይ ማርያም ምስሊ ኣሎ። እዚ መፅሓፍ ድማ ብቋንቋ ትግርኛ ዝተዳለወ ብኣማኒኤል መንግስትኣብ ዝተዳለወ እዩ።

እዚ ኣብ እስክሪን ዝረኣየኒ ዘሎ ሰብኣይ ሕጊ ኣክባሪ እዩ ።እዚ ሕጊ ኣክባሪ ድማ ገበነኛታት ሰባት ናብ ሕጊ ዘቅርብ እዩ።

እዚ ኣብ እስክሪን ዝርኣየኒ ዘሎ ምስሊ ናይ እንስሳ እዩ፡፡ እዚ እንስሳ ድማ እንስሳ ዘገዳም እዩ፡፡ እዚ ባይታባይታ ብምኻድ ዝፍለጥ እንስሳ ኮይኑ እዚ ድማ ገበል ይብሃል፡፡

እዚ ኣብ እስክሪን ዝረኣየኒ ዘሎ ምስሊ ምስሊ ናይ ሓንቲ ወላዲት ቡና ክተፍልሕ ከላ ዘርእየኒ ዘሎ ምስሊ እዩ። ኣብዚ ቅድሚ እታ ወላዲት ፈርኔሉ፣ ፈሓም፣ ጀበና ኣሎ።

ኣብዚ እስክሪን ዝረአየኒ ዘሎ ምስሊ ምስሊ ናይ ዓበይትን ህፃውንትን ተማሃሮ እዩ፡፡ እዞም ተማሃሮ እዚኦም ድማ ተሰሪዖም ናብ ቤት ትምህርቲ ይኣትዉ ኣለዉ፡፡